ተማሃሮ ትምህርቶም ንምክትትል ሰዓቶም ኣክቢሮ ናብ ትምህርቲ እንዳከዱ ዝርከቡ እዮም፡፡ ተማሃሮ ትምህርቶም እናተከታተሉ ዝነበሩ ድማ ናብ ገዝኦ እንዳተመለሱ ኣለዉ፡፡

እዚ ናይ ገዛ ኣቅሓ እዚ ጀበና ይበሃል። ጀበና ካብ ሸኽላ ስራሕቲ ሓደ እዩ። ጀበና ድማ ቡና ንምፍላሕ ዝጠቅመና ዓይነት መሳርሒ እዩ።

እዚ እንሪኦ ዘለና ምስሊ ደቅተባዕትዮ ዝኽደንዎ ዓይነት ኽዳን ሱፍ ይበሃል። ሱፍ ንደቅተባዕትዮ ብጣዕሚ መፀበቅን መማዕረግን ይጠቅም።

እዚ ሞስሊ ዙይ ዘመላኽተና ሕርሻ እዬ ።ሕርሽ እቲ በዓል ዋና እዚ ሰብኣይ እናዘረ እናተንከባኸበ ዘርእየና ዘሎ እዩ።

ካብ ውጽኢት ሕርሻ ሓደ ዝኮነ ምሸላ እዩ። ምሸላ አብ እዋን ክረምቲ ብበዝሒ ዝዝራእ ጽቡቅ ምህርቲ ዝህብ ሓደ እዩ ።

እዚ ኣብዚ ምስሊ ንርእዮ ዘለና ናይ በረኻ እንስሳ ምጬጭለ ይበሃል። ምጬጭለ ኣብ በረካ ዝነብር ደቀቅቲ ነፍሳትን ዝምገብ ናይ በረኻ እንስሳ እዩ።

አብዚ ምስሊ እዚ እንሪአ ዘለና ኩዕሶ ትበሃል ፤ ኩዕሶ ንወድሰብ ሓድነት ፍቅሪ ከም ዘለዋ ዘመላክት እዩ። ኩዕሶ አዝያ ጠቃሚትን ወሳኒትን እያ።

ኣብዚ ምስሊ እዚ ንሪኦ ዘለና ዛራ ሚድያ ኔትዎርክ ይባሃል። ዛራ ሚድያ ኔትዎርክ ን ወድሰብ ሓበሬታት ዜና ኣብ ምሕትሕልላፍ ዝሰርሕ እዩ።

እዚ መሰረታዊ ግልጋሎት ዝወሃበሉ ሓደ ኢትዮ ቴሌኮም ይበሃል። ኢትዮ ቴሌኮም ስልክን ኔትወርክን ዘተሓሓዘ ካልኦትን ጥቅምታትን ኣለውዎ።

ኣብዚ ምስሊ አዚ ንሪኦ ዘለና ናይ ገዛ አንስሳ ከልቢ ይበሃል። ከልቢ ምስ ወዲ ሰብ ተላሚዱ ካብ ዝነብሩ ናይ ገዛ አንስሳ ሓደ አዩ። ከልቢ ካብ ለያቡ ክሕልየካ ዝኽእል እዩ።

ተምሃሮ ትምህርቲ እናተምሃሩ ፀኒሖም ሐዚ ዝተውሃቦም ዕረፍቲ እናተዘናግዑ እንዳሕለፉ ከለወ እሃለው ዝገልፅ ምስሊ እዩ ።

ሐዚ ዜና እናተመሓላለፈ ዝርከበሉ ድምፂ ወያነ ቴሌቪዠን ኮይኑ ግደ ቴክኖሎጂ ኣብ ዳግመ ህንፀት ብዝብል ቡዙሓት ማሕበረሰብ ተኣኪቦም ዘተ እናገበሩሉ ዝርከቡ እዪ።

ሐዚ ዝመሓላለፍ ዘሎ ዜና ስፖርት እዩ። እዚ ስፖርት ድማ ብ ትግራይ ቴሌቪዥን ዝመሐላለፍ ዘሎ ኮይኑ ስፖርት ሓድነት፣ ስፖርት ንፍቅሪ ብዝብል ዝመሐላለፍ ዘሎ እዩ።

እዚ ምስሊ እዚ ዜና ዝመሓላለፈሉ ብድምፂ ወያነ ቴለቭዥን ትግራይ እዩ፡፡ እዚ ዜና ዝመሓለለፈሉ ብሌተናል ጀነራል ፃድቃን ገ/ትንሳኤን ኣምባሳደር ማይክ ሃመር ዜና ዝቀርበሉ እዩ፡፡

እዚ ምስሊ እዚ ኣመንቲ ሃይማኖት ክርስትና ካብ ዝጥቀሙሉ ቤተ ክርስትያን ሓደ እዩ። እዚ ቤተ ክርስትያን እዚ ካብ ከውሒ ተፈልፊሉ ዝወፀ እዩ።

ብዩኔስኮ ካብ ዝፍለጡ ታሪካዊ ቦታታት ሓደ እዩ እዚ ድማ ሓወልቲ አክሱም ይበሃል። እዚ ሓወልቲ እዚኣ ካብ ጥንቲ እዋን ዝነበረት ኾይና ሐዚ ድማ ተሰቢራ ትርከብ እያ።

እዚ ኣብዚ ምስሊ እንርእዮም ዘለና ሓደ ስድራ ወይ ሓደ ከባቢ ወይ ድማ ማሕበረሰብ ተኣኪቦም ብሓደ ባህሎምን መንነቶምን ብሓደ እንዳኣክበሩ ሓጎሶምን ፍቅሮምን እናገለጹ ዘርኢ ምስሊ እዩ።

እዚ ኣብዚ ምስሊ እዚ እንሪኦ ዘለና ኣእዋም ገዛ አንስሳ ከፍቲ ይባሃሉ፣ ከፍቲ ምስ ወዲሰብ ተላሚዶም ካብ ዝነብሩ እንስሳ ሓደ እዮም፡፡

እዛ ኣብ ምስሊ እንሪኣ ዘለና ትራክተር ትበሃል፣ ትራክተር ዘበናዊ መሕረሲት ናይ ሕርሻ ኮይና ብቀሊሉ ኣብ ዝሓፀረ ግዜ ብዙሕ ቦታ ክትሓርሰልና ትክእል ዓይነት መሳርሒ እያ፡፡

እዚ እንሪኦ ዘለና ምስሊ ሓደ ስድራ ሓድነቶምን ፍቅሮምን እንዳገለፁ ብሓደ ተሓቃቂፎ ዘርእየና ዘሎ ምስሊ እዩ፡፡ ስድራቤት ብሓደ ኮይንካ እንዳተጫወትካን እናሰሓቅካንንክትነብር ድማ ይዕድመካ፡፡

እዚ ተፈጥሮኣዊ ከባቢ እዙይ ብብዙሕ ዝበሉ ኣትክልቲ ዝተሸፈነ ብውሑዱ ድማ ብደረቅ ከባቢ ዝተሸፈነ ቦታ እዩ፡፡ ኣብ ማእከሉ ድማ ናይ እምነት ቤተ ክርስትያን ዘለዎ እዩ፡፡

እዚ ንሪኦ ዘለና ምስሊ እዚ ዉፅኢት ሳዕሪ ኮይኑ ካብ ሳዕሪ ዝተሰርሐ መኾስተር ክዓ ኣሎ፡፡ መኾስተር ኣብ ገጠር ገዛዉቲ ገዛ ንመፅረዪ ንጥቀመሉ ዓይነት መሳርሒ እዩ፡፡

እዙይ እንሪኦ ዘለና ምስሊ ተኸተልቲ ሃይማኖት እስልምና መስጊድ ነጋሽ ይበሃል ። መስጊድ ነጋሽ ካፍቶም ጥንታውያን መስጊድ ሓደ እዩ።

እዚ ናይ ገዛ ኣቁሑ ብረድስቲ ይባሃል፡፡ ብረድስቲ ፀብሒ ንመስርሒ ዝጠቅም ዓይነት ኣቅሓ እዩ፡፡ ብረድስቲ ካብኡ ሓሊፉ ካልኦት ዓይነት ስራሕትታትን ግልጋሎታት ክውዕል ዝክእል እዩ፡፡

እዚ መሠረታዋ ግልጋሎት ህዝቢ ዝጥቀመሉን ዝግልገልሉን ተሽከርከርቲ ኾለይ ነዳዲ ዝርኽባሉን ፍሉይ ቦታ ማድያ ይበሃል። ማድያ ተሽከርከርቲ ነዳዲ ንክመላኣሉ ዘገልግለና እዩ።

እዚ ምስሊ እዙይ ዘርእየና ዜና ዝመሓላለፈሉ ሰዓት ምዃኑ እዩ። ዜና ዝመሓላለፍ ብትግራይ ቴሌቭዠን ኮይኑ ብዘዕባ ትንበያ ሜትሮሎጂ ይትንትን።

እዚ ዓይነት መታወቅያ ኣብቲ ገዛ እንታይ ዓይነት ትሕዝቶ ከም ዝሓዘ ንምፍላጥ ንጥቀመሉ ኮይኑ እዚ መታወቅያ እዙይ ቀለብ እንስሳ ከም ከም ዝሓዘ ከም ምኳኑ ዘመላክተና እዩ፡፡

እዘን ኣብዚ ምስሊ እዙይ እንሪአን መኪና ይበሃላ። መኪና ወድሰብ ካብን ናብን ዝጎዓዘለን ዓይነት ተሽከርከርቲ እየን።

እዚ እንሪኦ ዘለና ምስሊ መንበሪ ገዛ ይባሃል፡፡ እዚ መንበሪ ገዛ ብፍላይ ብበዝሒ ኣብ ገጠር ገዛውቲ ዝርከብ መንበሪ ገዛ እዩ፡፡

ሐዚ ዜና ዝመሓላለፍ ዘሎ ብትግራይ ቴሌቭዥን ኾይኑ፣ ዓቦይቲ መራሕቲ ሃይማኖት ተዋህድ ኦርቶዶክስ መግለፂ እናሃቡ ይርከቡ።

እዚ እንሪኦ ዘለና ምስሊ ኣብ ወታደራዊ መሪሕነት ኢ/ያን ኣብ ኣዛዚ ሰራዊት ትግራይን ዓብይ መሪሕነት ዘለዎ ሌተናል ጀነራል የውሃንስ ይባሃል፡፡

እዚ እነሪኦ ዘለና ምስሊ ብጣዕሚ ወቃቢን ሰሓቢን ዝኮነ ከተማ እዩ፡፡ እዚ ከተማ ድማ ኣብቲ ከባቢኡ ብኣትክልትን እፅዋትን ዝተሸፈነ ሰሓቢ እዩ፡፡

ኣብ ዕረፍቲ ሰዓትካ እትዘናገዐሉን እትዝናነየሉን መናፈሻ ይብሃል፡፡ መናፈሻ ብፍላይ ድማ ኣብ ዕረፍቲ ሰዓትካ ብጣዕሚ ዘዘናግዐካ ፍሉይ ቦታ እዩ፡፡

እዚ መፋለጢ እዙይ እንሪኦ ዘለና ኣበይ ቦታ፣ አበይ ኣንፈት ፣ ኣበይ ዳሬክሽን፣ ኸም ዘሎ ዘመላኽተና መፋለጢ እዩ። እዙይ ድማ ፎቶ ሕማሶ ዝብል ኣበይ ኸባቢ ቦታ ኣበይ ወረዳ ከም ዝርከብ ዝገልፅ እዩ።

ኣብዚ ምስሊ እዚ እንሪኦ ዘለና በቅሊ ይባሃል፡፡ ኣብ ርእሱኡ ድማ ሰብ ተፃዒኑ ይርከብ፡፡ እዚ በቅሊ እዚ በንደራ ትግራይ ተቀሊሙ ዘሎ እዩ፡፡

እዚ ሴሌዳ ይባሃል፡፡ ሴሌዳ ኣብ ትምህርቲ ቤት ዝርከብ ኮይኑ መምህራን እናፀሓፉ ተማሃሮ ከኣ እናተረድእሉ ሓሳቦምን ሪኢቶን እንዳሃብሉን ዝመያየጥሉ እዩ፡፡

እዚ ኣብዚ ምስሊ እዚ ንሪኦ ዘለና ማሕዘል ይበሃል ማሕዘል ካብ ቆርበት ዝተሰርሕ እዩ ማሕዘል ኣዴታትና ህፃዉንቲ ኣብ ዝባነን ዝሓዝላሉ እዩ።

እዚ እንሪኦ ዘለና ሕርሻ ዝለመዐ ቦታ እዩ፡፡ እቲ ለሚዑ ዝርከብ ኣብቲ ሕርሻ ከዓ ዒልቦ ይባሃል፡፡ ዒልቦ ንወዲ ሰብ ንምግብነት ካብ ዝጠቅሙ ሓደ እዩ፡፡

እዚ ምስሊ እንሪኦ ዘለና ስፖርማርኬት ይበሃል። ስፖርማርኬት ኮይኑ ድማ ብዛዕባ ናይ መጋየፅታትን መመላኽዕን ኮስመቲክስን ዝሓዘ እዩ።

ንወዲ ሰብ ኣዝዮም ካብቶም ወኑኡ ዝስሕቡ ኣንፈት መሳርሒ ሙዚቃ ጭራ ዋጣ ይባሃል፡፡ ጭራ ዋጣ ኣዝዩን ኣገዳስን ሰሓብን ካብ ዝብሃሉ መሳርሒ ምዚቃ እዩ፡፡

ንወድሰብ ኣዝዮም ወሰንቲ ካብ ዝኮኑ ሓደ ናይ ገዛ እንስሳ ላሕሚ ትበሃል። ላሕሚ ምግቢ እንዳተመገበት ዘርእየና ዘሎ ምስሊ እዩ

እዚ እንሪኦ ዘለና ምስሊ መጋየፂ ሎሽን ይበሃል። ሎሽን ብኣብዝሓ እዚ መጋየፂ እዙይ ደቅኣንስትዮ ዝጥቀማሉ ዓይነት መጋየፂ እዩ።

ሕዚ ዝመሓላለፍ ዘሎ ዜና ብድምፂ ወያነ ቴለቭዥን ትግራይ እዩ፡፡ እዚ ዜና ድማ ተሳትፎ ዩኒቨርስትታት ፀገም ህዝቢ መሰረት ኣብ ምፍታሕ እንታይ ስራሕ ይወፃኣ ከም ዘለዋ ዘመላክት ዘተ እዩ፡፡

ኣብዚ እንሪኦ ዘለና ምስሊ መራሕቲ ሃይማኖት ጸሎትን፣ ምህለላን እንዳገበሩ መስቀል ሒዞም ደው ኢሎም ኣብ ኢድም ድማ በትሪ ሒዞም ዘርኢ ምስሊ እዩ።

እዚ ናይ ገዛ ኣቅሓ እዚ ባህላዊ ትሕዝቶ ዘለዎ ኮይኑ ጭራ ይባሃል፣ እዚ ጭራ ድማ ንዝተፈላለዩ ጥቅምታት ክውዕል ይክእል እዩ፡፡

እዛ ኣብ ምስሊ እንሪኣ ዘለና ናይ ደርሆ ዓይነት ቅርፂ ዘለዋ ዛግራ ትባሃል፡፡ ዛግራ ንወዲ ሰብ ከም ደርሆ ሓሪድካ ትብላዕ ዓይነት እንስሳ እያ፡፡

እዚ ምስሊ እንሪኦ ዘለና ክራር ይባሃል፡፡ ክራር ካብ ዕንፀይትን ካብ ሓሙሽተ ክርን ዝስራሕ እዩ፡፡ ክራር ካብቶም መሰጥትን ሰሓብት ዝባሃሉ ባህላዊ መሳርሒ ሙዚቃ ሓደ እዩ፡፡

አብ ዙርያ ከባቢኦምን አብ ድሕንነት ሃገሮም ተዋፊሮም ንዓዶም አብ ድሕንነት ተሰሊፎም ዝርከቡ ሕጊ መክበርቲ ይበሃሉ።

እዚ ባንዴራ እዙይ ዓለም ለኻዊ ዘይመንግስታዊ ትካል ኾይኑ፤ ህፃውንቲ ኣብ ምሕብሓብን ኣብ ምምሃርን ዝርከብ ገባሪ ሰናይ እዩ ።መድሐኒ ህፃውንቲ እናተብሃለ ይፍለጥ።

እዚ እንሪኦ ዘለና ናይ በረኻ እንስሳ ብጣዕሚ ዓብዩን ገዚፍን ካብ ዝበሃሉ ናይ ዓለምና ሓደ ሓርማዝ እዩ። ሓርማዝ ግዝፈቱን ቁሞቱን ብጣዕሚ ዓብዩ

ኣብዚ እንሪኦ ዘለና ምስሊ መሳርሒ ሙዚቃ ፒያኖ ይባሃል፡፡ ፒያኖ እቲ ሙዚቃ ማዕሪጉ ፀቢቁ ንክስማዕ ድማ ይሕግዝ፡፡

እዚ ምስሊ እዙይ ናይ ዝተፈላለለዩ ዓይነት ምንቅስቃሳት ዘርኢ ናይ ስራሕ ቦታ እዩ። ንኣብነት ተሽከርከርቲ ሳይክል ናይ ፅዕነት ባጃጅ ነስተውዕል ኣለና።

ደቂ ኣነስትዮ ኣብ ሜዳ ኩዕሶ እንዳተጫወታ ሓድነትን ፍቅርን ዘርእያሉ ኣብ ሜዳ ኣተየን እንዳተጫወታ እንዳተዛናገዓ ዘርኢ ዓይነት ምስሊ እዩ፡፡

ኣብዚ ዝረአ ዘሎ ምስለ ኣመንቲ ሃይማኖት ክርስትና ፀሎትን ምህለላን ዝገብርሉ ፍሉይ ቦታ እዩ፡፡ ብተወሳኪ እውን ከም ሽምዓ ዝኣምሰሉ ዝበርሀሉ ፉሉይ ቦታ እዩ፡፡

እዚ ኣብ እዚ ምስሊ እዚ እንሪኦ ዘለና መርዓ ይባሃል፡፡ መርዓ መርዊን መርዓትን እንትምርዐዉ ኣብ ዳስ ሽሽ እናበሉ እናሳዕስዑ ዝካየድ እዩ፡፡

እዚ እንሪኦ ዘለና ምስሊ እዚይ ፀጉሪ ይበሃል። እዚ ፀጉሪ እዙይ ተቆኒኑ ድማ ቁናኖ ይበሃል። እዚ ቁናኖ ድማ ተፈጥራኣዋ ክኾን ይኽእል ሰብ ስራሕ ክኾን ይኽእል እዩ።

ኤዚ ምስሊ እዙይ ኣዶ ሰራሕቲ ልምዓት እንሰርሐት ዘርእየና ምስሊ እዩ።

ብድምፂ ወያነ ቴሌቭዥን ትግራይ ዝመሓላለፍ ዘሎ ዜና እዩ እዚ ዜና ድማ ባህጊ፣ ሰላም ህዝቢ ትግራይ ዝብል ዜና እናተማሓላለፈ እዩ፡፡

ኣብዚ ምስሊ እዙይ እንሪኦም ዘለና ዓበይቲ መራሕቲ ሃይማኖት ፀሎተ ምህላን ተኣምረ ማርያም እናሰምዑ ዝርከቡ እዮም። እዙይ ኸዓ ኣብ ውሽጢ ቤተክርስትያን ይርከቡ።

ደቂ ኣንስትዮ ፅቡቃትን ሰሓብትን ንኽኾና ዝቁነንኦ ዓይነት ቁኖ ኣልባሶ ይበሃል አልዋሶ ብፍላይ ድማ አብ መርዓ አብ እውደአመት ክኸውን ተሎ ዝቁነነኦ ቁናኖ እዩ።

እዚ እንሪኦ ዘለና ምስሊ እዚ ብሽክሌታ ውድድር እናተካየደ ዝርከብ እዩ፡፡ ብሽክሌታ ውድድር ሓፂር ርሕቀት ነዊሕ ርሕቀት እንዳተባሃለ ድማ ውድድር ዘካይድሉ እዩ፡፡

ኣብዚ ምስሊ እዙይ እንሪኦ ዘለና ንመጋየፂ እንጥቀመሉ እዩ። እዚ መጋየፂ ብበዝሓ ድማ ኣብ ኽሳድክ ዝአሰር እዩ። እዚ መጋየፂ ሃይምኖት እውን ዘይፈሊ እዩ።

እዚ ምስሊ ዚ ዘርአየና ሓደ ስድራቤት ወይ ድማ ሓደ ማሕበረሰብ ብሓደ ተሓቋቂፎም ሓድነቶሞን ፍቅሮምን እናገለፁ ዘርኢ ዓይነት ምስሊ ኦዩ።

ሕዚ ዝመሓላለፍ ዘሎ ዜና እስፖርቲ እዩ ፡- እስፖርት ንወዲ ሰብ ሓድነትን ፍቅርን ዝገልፅ ምኳኑ ዝርዝር ዜና እናተማሓላለፈ ዘርኢ ዘሎ እዩ፡፡

እዚ መፅሓፍ እዚ ዛንታ ልበ ወለድ ዝገልፅ መፅሓፍ እዩ፡፡ ኣርእስቱ ድማ ክስተ ዝብል ብግርማ ገብሩ ዝተደረሰ ድርሰት እዩ፡፡

አብዚ ምስሊ እንሪኦ ዘለና ባንዴራ ናይ ዘመን ባንክ ዘመላክት ባንዴራ እዩ። ዘመን ባንክ ዓለም ለካዊ ኮይኑ ንህዝቢ መሰረታዊ ግልጋሎት ዝህብ ዓይነት ባንክ እዩ።

ሐዚ እንሪኦ ዘለና ምስሊ ብዜና ዝመሓላለፈሉ ሰዓት እዩ። ዜና ብድምፀወያነ ቴሌቭዥን ዝመሓላለፍ ዘሎ ብዛዕባ ተፈናቀልቲ ህዝቢ ኣብ ኬንዳ ዝነብሩ ምዃኑ ዘርኢ ምስሊ እዩ።

ኣብዚ እንሪኦ ዘለና ምስሊ ክልተ ደቂ ኣነስትዮ ብሓደ ከፍ ኢለን እንደሃለዋ ምስ ዝምድና ኣባል ሰራዊት ምኳነን ናይ ሕጊ መክበርቲ ፀጥታ ክዳን ዝተከደና ከም ዝኮና ዘመላክት እዩ፡፡

ኣብዚ እንሪኦ ዘለና ምስሊ ሕሙማት ኣብ ሆስፒታል ኣትዮም መሠረታዊ ግልጋሎት እንዳረኸቡ ዘርኢ ምስሊ እዩ። ሓኻይም ድማ ግቡእ ግልጋሎት እንዳሃብዎም ከምዘለው የመላኽት።

እዚ እንሪኦ ዘለና ምስሊ ቤቴክርስትያን ይበሃል። ቤቴክርስትያን ኣመንቲ እምነት ክርስትና ዝኣምንሉን ምህልላ ዘካይድሉን እዩ።

ንወዲ ሰብ አዝዮም ኣገደስቲ ካብ ዝባሃሉ ኣትክለቲን ኣሕምልትን ፍራምረን ሓደ ቆስጣ እዩ፡፡ ቆስጣ ንምግብነት ዘገልግልና ሓደ ኣትክልቲ እዩ፡፡

ሙዚቃ ትግርኛ ንክፍለጥ ዓብይ ኣስተዋፅኦ ካብ ዝገበረት ዋዕሮ ጓል ኣንስተይቲ ሰላማዊት ገብሩ ትባሃል፡፡ ዋኒነይ ትባሃል ደርፊ ከዓ ብዝበለፀ ዝተፈለጠትሉ እዩ፡፡

ኣመንቲ ሃይማኖት ክርስትና ኣብ ሃይማኖቶም ፀኒዖም ፀሎት እንዳካየዱ ምህሌላ እንዳገበሩ ከም ዘለዉ ዘርኢ ምስሊእዩ፡፡ እዚ ምስሊ እዚ ኣብ ውሽጢ ቤተ ክርስትያን ከም ዘለዉ ድማ ከም ዘርእየና እዩ፡፡

እዚ እንሪኦ ዘለና ኣብ ምስሊ ናይ ገዛ ኣቅሓ መንከሽከሽ ይባሃል፡፡ መንከሽከሽ ካብ ሓፂን ድማ ይስራሕ፡፡ መንከሽከሽ ንዝተፈላለዩ ግልጋሎት ከም ቡና መቅለዊ ክጠቅመና ይክእል እዩ፡፡፡፡

ሕብረተሰብ ኣብ ባህላዊ በዓል ሓጎሱን ደስትኡን እንዳገለፀሉ ዝርከብ ታሪካዊ በዓል እዩ ብሓደ ኮይኑ ድማ ባህሉን መንነቱን እንዳፈለጠ ይርከብ ።

እዚ እንሪኦ ዘለና ምስሊ ጫማ ይባሃል፡፡ ጫማ ኣብ ማእከል ዕዳጋ ወፂኡ ንመሸጣ ቀሪቡ ከሎ ዘርኢ ምስሊ እዩ፡፡

እዚ ናይ ገዛ ኣቁሑ ሶፋ ይባሃል፡፡ ሶፋ ብዝተፈላለየ ዓይነት ስራሕቲ ክስራሕ ይክእል፣ ካብ ጨርቂ፣ ካብ ዕንጨይቲ ዝተሰርሐ ክኮን ይክእል እዩ፡፡

እዚ ምስሊ እዚ ዘርእየና ሕ/ሰብ ወይ ድማ መናእሰይ ኣብ ሕርሻ ተዋፊሮም ስራሕቲ እናሰርሑ ዘርእየና ምስሊ እዩ፡፡

እዛ እንሪኣ ዘለና ናይ ገዛ እንስሳት ኣድጊ ትባሃል፡፡ ኣድጊ ምስ ወዲ ሰብ ተላሚዳ እትነብር ናይ ገዛ እንሰሳ እያ፡፡ አድጊ ንመጋዓዓዚ ንብረትን ንመጽዓኛ ተገልግል እያ፡፡

እዚ መፅሓፍ እዚ ስነ-ሂወት መፅሓፍ ተማሃራይ ን7ይ ክፍሊ ዝወሃብ እዩ፡፡ እዚ መፅሓፍ እዚ ብምኒስተር ትምህርቲ ፌደራላያዊ ዲሞክራስያዊ ሪፖብሊክ ኢትዮጵያ ዝዘገጆ እዩ፡፡

እዚ እንሪኦ ዘለና ምስሊ ውፅኢት ሕርሻ እዩ። እዙይ ሕርሻ ብዘመናዊ መልክዕ እናለምዐ ይርከብ። እዚ ድማ ዘድሊ ግቡእ ክንክን እናተገበረሉ ዝርከብ እዩ።

እዚ ምስሊ እዙይ ዘርእየና ደቂ ኣነስትዮ ኣሕዋትና ኣብ ሃይማኖታዊን ባህላውን በዓላት ዝተፈላለየ ክዳውንቲ ባህላዊ ክዳውነቲ ተከዲነን እንተብዕላ ዘርኢ ምስሊእዩ፡፡

ተማሃሮ ኣብ ትምህርቲ ቤቶም ከይዶም ብሓደ ኮይኖም ትምህርቶም ብኣግባቡ እናዳተከታተሉ ፍልጠትን ክእለትን እናማዕበልሉ ዝርከብ ትምህርቲ እዩ፡፡

እዚ እንሪኦ ዘለና ምስሊ ካብ ጥንቲ እዋን ዝተሰርሓ ኮይኑ ኣብ ላዕሉ ብሳዕሪ ዝተሰርሓ ኣብ ታሕቲ ብእምኒን ጭቃን ዝተሰርሐ መንበሪ ገዛ ወይ ድማ ጎጆ ይባሃል፡፡

ተምሃሮ ኣብ ትምህርቤቶም ብዛዕባ እንታይነት ትምህርቲ ሓበሬታ እናተውሃቦን ብዝግባእ እናተረዱኢን እናተገንዘቡን እናተኸታተሉን እናተገንዘቡን ከም ዘለዉ ዘመላኽት ዓይነት ምስሊ እዩ።

ኣብዚ ምስሊ እዙይ እንሪኣ ዘለና ተሽከርካሪት መኪና ትበሃል ።እዛ መኪና እዚኣ ኣርባዕተ እግሪ ዘለዋ ኣብ ድሕሪት ክፍቲ ዘለዋ ንመፅዐኒ ክተግልግለና ትኽእል ዓይነት መኪና እያ።

ብድምፂ ወያነ ትግራይ ቴለቪዥን ዝመሓላለፍ ዘሎ ዜና ዝተፈላለዩ እዩ፣ ሓደ ካብቶም ዝሓልፈሉ ዜናታት ሓደ ዘይሕጋዊ ስደት ጠጠው ይበል ዝብል እዩ፡፡

እዚ እንሪኦ ዘለና ምስሊ ተፈጥራዊ ጎቦ ይበሃል እዚ ክልተ ጎቦታት ደው ኢለን ዝርከበኦ ኮይኑ ናይ ህበይ ቅርፂ ዘለወን ከዓ እየን።

ኣብዚ እንሪኦ ዘለና ምስሊ ታሪኻዊ ቦታ ንግስተሳባ ይበሃል። እዚ ካብ ወፂኢ ሃገርን ካብ ካልኦትን ንቱሪዝም ፋልፍል እቶት ኮይኑ ዘገልግል እዩ።

እዚ ምስሊ ዘርእየና መርዓውን መርዓትን ብሓደ እንተጉዓዙ ዘርእየና ዘሎ ሞስሊ እዩ።

ኣብዚ ምስሊ እዚ እንሪአን ዘለና ደቂ ኣነስትዮ እየን፡፡ እዘን ደቂ ኣነስትዮ እዚአን ሓድነተን ፍቅረን እንዳገለፃ እንዳተጫወታ ብሓደ ዘርኢ ምስሊ እዩ፡፡ እዚ ምስሊ እዚ ድማ ሓድነተን ዝገልፅ እዩ፡፡

ኣብዚ ምሰሊ እዚ ዘሎ መሰረታዊ ግልጋሎት ሓካይም ብኣግቡባ ዝሓመመ ሰብ ሕክምና እንዳሃቡ እንዳተከናከኑ ዘርኢ ዘመላክት ምስሊ እዩ፡፡

እዚ ኣብዚ ህንፃ ተሊጡፉ ዘሎ መፋለጢ ኮምኒቲ ፖሊስ ይበሃል። ኮምኒቲ ፖሊስ ኣበይ ከባቢ ከም ዘሎ ዘመላኽት እዩ። ሕብረተሰብ ድማ ብቀሊሉ ክርድኦ ዝኽእል እዩ።

እዚ ኣብ ምስሊ እዚ እንሪኦ ዘለና ማህሌታይ ቅዱስ ያሬድ ይበሃል። ቅዲስ ያሬድ ቋንቋ ግእዝ ንክስፋሕፋሕን ክምዕብልን ካብ ዓብዩ ኣስተዋፅኦ ኻብ ዝገበሩ ሓደ እዩ።

እዚ እንሪኦ ዘለና ምስሊ ተፈጥራኣውን ኸባብያውን ማይ ዝፈሰሉ ተፋሰስ ኣብ ኸባቢኡ ኸዓ ሓምሎዎት ኣትክልትን ሳዕርታትን ዝርከበሉ ፍሉይ ቦታ እዩ።

ኣብዚ ምስሊ እዚ እንሪኦ ዘለና መስተ ቡን ይባሃል ፡፡ ቡን ካብ ቡና ዝተባሃለ ተክሊ ዝርከብ ፍረ እዩ፡፡

እዙይ ኣብ ምስሊ እንሪኦ ዘለና መፋለጢ ወይ ከዓ መስታወቅያ ካብ ኢትዮቴሌኮም ዝወሃብ ሓቤሬታ ፎር ጂቢ ዳታ ተተጠቂምኩም ሉዕል ፍጥነት ዝህብ እዩ።

ኣብዚ እንርኣ ዘለና ምስሊ በቅሊ ትባሃል፡፡ በቅሊ ብዝተፈላለዩ ዓይነት መጋየፅታት ተመላኪዓን ፀቢቃን ዘላ እያ፡፡ በቅሊ መጓዓዓዚ ክትጠቅመና ትክእል እያ፡፡

እዚ እንር'ዮ ዘለና ባህላዊ ቤት ምግብን መስተን ኤቢ ይበሃል። ኤቢ አብ ውሽጡ ብጣዕሚ ሰፊሕ አዳራሽ ዘለዎ ምችውን ድማ እዩ።

ኣብዚ እንሪኦ ዘለና ምስሊ ፅሕፈት መሳርሒ ቀይሕ ቢሮ ይብሃል፡፡ ቀይሕ ቢሮ ሓፀርቲ ፅሑፋት ንምሓዝ ዝጠቅመና እዩ፡፡

ላዕሎዎት ኣመራርሓ ሕርሻን ግብርናን ሰብሰባ ተሰብሲቦም መረዳእታ ወይ ድማ ሓቤሬታ ሰብሲቦም ናብ ሕብረተሰብ ኸመይ ከምዝሓልፍ ብኣግባቡ ንምሕልላፍ ዝወስድዎ ዘለው ሓበሬታቭእዩ።

እዚ ኣርማ እዚ ናይ መቐለ ዩኒቨርስቲ ኣርማ እዩ፡፡ መቐለ ዩኒቨርስቲ ብድግሪን ብማስትርን መርሃ ግብሪ ትምህርቲ ዘምህር ፍሉጥ ዩኒቨርስቲ እዩ፡፡

እዙይ እንሪኦ ዘለና ምስሊ ዓይነታት መስተ ሰዋ ይበሃል። ሰዋ ብሽክና እናተሰተየ ዘርእየና ምስሊ እዩ።

ኣብዚ ምስሊ እዚ እንሪኦ ዘለና እንጀራ በየኣይነቱ ይበሃል፡፡ እዚ ዓይነት ምግቢ እዚ ካብቶም መሰረታዊን ኣገደስቲን ንወዲሰብ ዝባሃሉ ምግቢ ሓደ እዩ፡፡

እዚ ኣርማ እዚ ናይ ቢሮ ትምህርቲ ክልል ትግራይ ዝገልፅ እዩ፡፡ ቢሮ ትምህርቲ ክልል ትግራይ ድማ ኣብ ሓፈሻዊ ዕቤት ትምህርቲ ፅሬትን ዘካይድ እዩ፡፡

እዙይ እንሪኦ ዘለና ምስሊ ናይ ገዛ ኣቁሑ ዓራት ይበሃል። ዓራት ካብ ዕንጨይቲ ዝተሰርሐ እዩ። ዓራት ድማ ንመደቀሲ ወድሰብ ዝጠቅም እዩ።

እዚ ምስሊ እዙይ ዘርእየና ቡዙሓት ደቅኣንስትዮ ሓደ ዓይነት ክዳን ወይ ድማ ፋሽን ዝብሃል ተከዲነን ማዕሪገንን ጸቢቀንን ዝረኣያሉ እዩ።

ትምህርቲ ንወድ ሰብ ኣዝዩ ወሳንን አገዳሲን መሰረታዊ ካብ ዝበሃሉ ነገራት ሓደ እዩ። ትምህርቲ መምህራን የምህሩኻ ተምሃሮ ኸዓ ንምሃረሉ ፍሉይ ቦታ እዩ።

እዚ ተፈጥራዊ ቦታ እዙይ ዓቦይቲ ጉቦታትን ኣብ ከባቢኡ ድማ ብሓምለዋይ ኣትክልትን ስራሕታትን ብባሕርን ዝተሸፎኑ ኮይኑ ብጣዕሚ ሰሓብን ምቹውን

እዚ ቦታ እዙይ ህንፃ ንምስራሕ ተዘጋጂዩ ዘሎ ቦታ እዩ። ህንጻ ንክትሰርሕ ከዓ ካብ ታሕቲ ሒዝካ ክትሰርሕ ስለዝኮነ ኣብ ታሕቲ ድማ ተካዒቱ ክሳብ መወዳእታ ዝስራሕ ይቕጽል።

እዚ እንሪኦ ዘለና ምስሊ ብድምፂ ወያነ ቴለቭዥን ዝመሓላለፍ ዘሎ ዜና እዩ፡፡ እዚ ዜና ድማ ዝቀፀለ ናይ ተፈናቀልቲ ስቃይ ዘርኢ ዝመሓላልፈሉ ዘሎ እዩ፡፡

እዚ ዓይነት መታወቅያ እዚ ክብርታት ኣሸንዳ ዓቅብካ ንቀፃልነት ክንጉዓዝ ዘመላክት እዩ፡፡ ክብርታት ኣሸንዳ ካብቶም ኣገደስቲ ዝባሃሉ ክንፈልጦም ዝግበአና ሓደ እዩ፡፡

እዚ ናይ ክቢ ቅርፂ ዘለዎ ናይ ገዛ ኣቁሑ ፊስቶ ይባሃል፡፡ ፊስቶ ዝተፈላለዩ ነገራት ክሕዘልና ይክእል እዩ፡፡ ንኣብነት እንተወሲድና ከም ማይ ክሕዘልና ዝክእል ንብረት እዩ፡፡

እዚ ምስሊ እዚ ዘርእየና ኣብዘን ናይ ገዛ እንስሳ ተፃዒኑ ዝርከብ ውፅኢት ሕርሻ ጉመን ይበሃል። ጎመን ንምግብነት ካብ ዝጠቅሙ ሓደ እዩ።

እዚ ኣብዚ ምእሊ እዚ እንሪኦ ዘለና ናይ ውድብ ሳልሳይ ወያነ መግለፂ ኣርማ እዩ። ሳልሳይ ወያነ ካብቶም ተናሓናሓቲ ውድባት ሓደ እዩ፡፡

እዚ እንሪኦ ዘለና ምስሊ ናይ ሕርሻ ቦታ እዩ። እዚ ናይ ሕርሻ ቦታ ብዘመናዊ ኣተሓራርሳ ተሓሪሱ ፅቡቕ ምህርቲ ዝርከበሉ እዩ።

እዚ እንሪኦ ዘለና ናይ ገዛ ኣቁሑ ምድጃ ይባሃል፡፡ ምድጃ ብቀሊሉ መሰረታዊ ግልጋሎት እንረክበሉ እዩ፡፡ ንኣብነት ከም ፀብሒ መስርሒ እንጥቀመሉ እዩ፡፡

ኣብዙይ አንሪኦ ዘለና ምስሊ እዛ ዓይነት ተሽከርካሪት ሲኖትራክ ትበሃል። እዛ ሲኖትራክ ህንፃ ንመስርሒ ሓሸዋን ሲሚንቶን ንምጉዕዓዝ ትርከብ ተሽከርካሪት እያ።

ብድምፂ ወያነ ቴሌቭዥን እንዳተፋለጠ ዝርከብ ናይ ሕርሻ ቦታ እዩ፡፡ እዚ ናይ ሕርሻ ቦታ ብዘመናዊን ብባህላዊን መንገድታት ክለምዕ ዝክእል ቦታ እዩ፡፡

እዚ ምስሊ እዚ ዘርእየና ሃይማኖት መራሕቲ ኣብ ቅድሚት ኮይኖም ጥዋፍ ኣብሪሆም ፆሎትን ምህለላን እንዳገበሩ ዘርእየና እዩ፡፡ ብድሕሪት ዘለዉ ሰባት ድማ ፆሎት ካብኣቶ እንዳተቀበሉ ዝርከቡ እዮም፡፡

እዚ እንሪኦ ዘለና ምስሊ እዚ ኣትክልትን ኣሕምልትን ፍረ - ምረን ብርጭቅ ይባሃል፡፡ ብርጭቅ ካብቶም ተመረፅት ኣዝዩን ተፈተውት ንሰውነትና ኣገደስትን ዝባሃሉ ሓደ ኣትክልትን ፍራ -ምረን እዮም፡፡

ንወዲ ሰብ ኣዝዩ ጠቃሚ ካብ ዝኮነ ሓደ ብሂወቱ ንክነብር ሓደ ኣገዳሲ ዝባሃል ማሕረስ እዩ፡፡ ማሕረስ ሓሪስካ እቶት እትረክበሉ ዓይነት ሕርሻ እዩ፡፡ ስለዚ ድማ ሕርሻ ንወዲ ሰብ ኣዝዩ ጠቃሚ እዩ፡፡

እዚ እንሪኦ ዘለና ምስሊ እዚ ኣብ ዓብይ ህንፃ እናተሰርሐ ዝርከብ እዩ፡፡ እዚ ህንፃ ገና ዘይተወድአ ኣብ ከይዲ ዘሎ ኮይኑ ንቀፃሊ ድማ ብዙሕ ግልጋሎት ክህብ ትፅቢት ካብ ዝግበረሎም ሓደ እዩ፡፡

ሕዚ እንርከብ ዘለና ምስሊ ሰኣን ሕፅረት መሠረታዊ ግልጋሎት መብራህቲ ዝመሓላለፈሉ ፓሎ ወዲቁ ይርከብ። እዚ ድማ መሰረታዊ ግልጋሎት እዩ።

አብዚ እንሪኦ ዘለና ምስሊ አዙይ ድሕሪት ድሕሪቱ ብላማ ተላፅዩ አብ ቅድሚት ርእሱ ድማ ንእሽተን ጨጉሪ ዝገድፈሉ ጎተና ይበሃል ጎተና ካብቶም ባህላዊ ዓይነት አሰራርሓ ሓደ እዩ።

እዚ እንሪኦ ዘለና ምስሊ ቤቴክርስትያን ይበሃል። ቤተክርስትያን ኣመንቲ እምነት ክርስትና ዝግልገሉሉን ፀሎት ዝገብሩሉን ዘርኦየና ምስሊ እዩ። ብበዝሒ ሰብ ዘለዎ ድማ ምህሊላን ፀሎትን እናገበሩ ይርከቡ።

ኣብዚ እንሪኦ ዘለና መጋየፅታት ኣብ ላዕሊ ጫፍ እዝኒ ኣብ ታሕቲ ጫፍ እዝኒ ዘለው እዮሞ። እቲ ኣብ ላዕሊ ጫፍ እዝኒ ዘሎ ኩትቻ እንትኾን እቲ ኣብ ታሕቲ ጫፍ እዝኒ ዘሎ ኸዓ ሰቁር ዮበሃል።

እዚ እንሪኦ ዘለና ምስሊ ባህላዊ ምግቢ ጥሕሎ ይበሃል። ጥሕሎ ድማ ብበዝሒ ዝፍለጠሉ ኣብ ዞባ ምብራቅ ከባቢ ዓዲግራት እዩ።

እዚ እንሪኦ ዘለና ምስሊ ናይ ገዛ ኣቁሑ ፌርኔሎ ይበሃል። ፌርኔሎ ድማ ንዝተፈላለዩ ግልጋሎት ኽውዕል ይኽእል እዩ። ንኣብነት ኸም መስርሒ ፀብሒ ፣ሻሂ ቡና ኸገልግል ይኽእል እዩ።

እዚ እንሪኦ ዘለና ፍሉይ ቦታ ናይ ሕርሻ ቦታ እዩ፣ እዚ ናይ ሕርሻ ቦታ ብሓምለዋይ ከባቢ ዝለምዐ ዝተፈላለየ ኣትክልትን ኣሕምልትን ዘለዎ ፍሉይ ቦታ እዩ፡፡

እዚ እንሪኦ ዘለና ምስሊ ናይ ትግራይ ብሽክሌታ ልኡካት ጉጅለ እዮም፡፡ እዚኣቶም ናብ ውድድር ናብ ካሊእ ዓዲ ከይዶም ውድድር ከሳልጡ ዝተዘጋጀው እዮም፡፡

እዚ እንሪኦ ዘለና ምስሊ እዙይ ፀጉሪ ይበሃል። ፀጉሪ ድማ ተቆኒኑ ይርከብ ።እዚ ዓይነት ኣቋንና ድማ ጋመ ይበሃል። እዙ ባህላዊ ካብ ዝበሃሉ ቁኖታት ሓደ እዩ።

እዚ መሰረታዊ ግልጋሎት እዚ ፅርግያ ይበሃል ። ፅርግያ ተሽከርከርቲ ዝንቀሳቀሳሉ ወድሰብ ኻብን ናብን ብመኪና ጌሩ ንኽንቀሳቀሰሉ ዝጠቅም መስረትዊ ግልጋሎት እዩ።

ኣብዚ ምስሊ እዚ እንሪኦ ዘለና ኣብ ወታሃደራዊ መሪሕነትን ኣብ ሰራዊት ትግራይን ዓብይ ኣስተዋፅኦ ካብ ዝነበሮ ፍሉጥ ሓደ ሌቴናል ታደሰ ወረደ ይባሃል፡፡

እዚ ኣርማ እዚ ናይ ፖሊስ ትግራይ እዩ፡፡ ፖሊስ ትግራይ ዝተፈላለዩ ናይ ፀጥታ ኣካላት ንምስራሕን ናይ ድሕንነት ህዝቢ ኣብ ምሕላውን ስራሕቲ ዝነጥፍ እዩ፡፡

እዚ እንሪኦ ዘለና ምስሊ ኣብ ውሽጢ እቲ ሓፁር እንታይ ዓይነት ግልጋሎት ከም ዘለዎ ዘመላክት መፋለጢ ዞባ ሰሜን ምዕራብ ማእከላይ ቤት ፍርዲ መጋባእያ ሽረ ዝብል ንርኢ፡፡

ውፅኢት ኣትክልትን ፍራምረን ዝኮኑ ኣትክልቲ ፓፓዮ ይባሃል፡፡ ፓፓየ ኣዚዩ ካብቶም ወሰንትን ጠቀምትን ዝባሃሉ ንሰውነትና ሓደ እዩ፡፡ ፓፓዮ ንምግብነት ክጠቅመና ዝክእል እዩ፡፡

እዚ ምስሊ እዚ ዜና ዝመሓላለፈሉ ብድምፂ ወያነ ትግራይ እዩ፣ እዚ ዜና ድማ መልእክቲ ካብ ዶ/ር ቴድሮስ ኣድሐኖም ዝመሓላለፍ ዘሎ እዩ፡፡

እዚ ኣብ ምስሊ እንሪኦ ዘለና እንዳቤት ምግብን መስተን ይበሃል። እዙይ ድማ መፋለጢ እንኳዕ ደሓን መፃእኹም ገዛ ኣባዳማ ዝብል እናተፋለጠ ዝርከብ ቤት ምግብን መስተን እዩ።

እዚ ኣርማ እዚ ናይ ኤች ኣይቪ ኤድስ ምልክት ዘርእየና ኣርማ እዩ፡፡ ኤች ኣይቪ ኤድስ ንወዲ ሰብ ኣዝዩ ኣጥቃዒ ካብ ዝኮነ ዓይነታት ቫይረስ ሓደ እዩ፡፡

ኣብ'ዚ እንሪኦ ዘለና ምስሊ ኣመንቲ ሃይማኖት ክርስትና እምነትን ፀሎትን ምህሌላን ዝገብርሉ ፍሉይ ቦታ እዩ፡፡

ኣመንቲ እምነት ክርስትና ፆሎትን ምህለላን ዝገብርሉ መፅሓፍ መፅሓፍ ቅዳሴ ይባሃል፡፡ እዚ መፅሓፍ ግእዝን ትግርኛን ዝኣመሳሰሉ ቋንቋታት ዝሓዘ እዩ፡፡

እዛ ናይ ገዛ እንስሳ እዚኣ በቅሊ ትባሃል፡፡ በቅሊ ምስ ወዲ ሰብ እትነብር እያ፡፡ በቅሊ ንዝተፈላለዩ ዓይነት ግልጋሎት ትጠቅም እያ፡፡ ንኣብነት ከም መጓዓዓዚ ንመፅዓኛ ትጠቅም እያ፡፡

ኣብዚ ምስሊ እዚ እንሪኦም ዘለና ዓይነታት ኣልኮላዊ መስተታት እዮም፡፡ ኣልኮላዊ መስተ ንሰውነትና ኣዝዩ ጎዳእን ከምምኳኑ ይፍለጥ እዩ፡፡

እዚ እንሪኦ ዘለና ተፈጥራኣዊ ኸባብያውን ብጣዕሚ ደስ በሃልን ሰሓብን ምኾኑን ዘመላክት እዩ። ኣብ መጨረሽተኡ ድማ ተራራ ንሪኢሉ ዘለና እዩ።

ኣብዚ ትካል እዚ ወይ ድማ ኣብዚ ፋብሪካ እዚ ፋብሪካ ሳሙና ከምዘሎ ዘመላኽት ሓላፍነቱ ዝተወሰነ ውልቀማሕበር ፋኑስ ድማ ይበሃል።

ብዓይንካ ክትሪኦ ስሓቢ ዝኾነ ካብ ላዕሊ ናብ ታሕቲ ዝፈስስ ዘሎ ጻዕዳ ነገር መንጫዕጫዕታ ይበሃል። እዚ ድማ ብተፈጥሮ ዝተሰርሓ እዩ።

እዛ ኣብዚ ምስሊ እንሪኣ ዘለና ከያኒት ሰላማዊት ዮሃንስ ትበሃል። ሰላማዊት ዮሃንስ ሙዚቃ ትግርኛ ንኽሞዕብል ዓብዪ ኣስተዋፅኦ ካብ ዝገበረት ሓንቲ እያ።

እዚ ምስሊ እዙይ ዝተፈላለዩ ዓይነታት ምግቢ ዝሓዘ ዘርእየና ምስሊ እዩ። ንኣብነት እንተወሲድና ኸም ቅጫ ዝኣመሰሉ ፀብሒ ጌርካ ዝብላዕ ምዃኑ ዘመላክት ምስሊእዩ።

ኣብዚ ምስሊ እዙይ እንሪኦ ዘለና እዞም ሰባት ኣትዮም ኣብ ውሽጢ ቤተክርስትያን ፀሎትን ምህልላ እንዳገበሩ ዘርኢ ምስሊ እዩ። ኣብ ውሽጢ ቤተክርስትያን ከም ዘለው ድማ ዘርኢ ምስሊ እዩ።

እዚ በንደራ እዚ ንወልዋሎ ዩኒቨርስቲ ዓድግራት ኩዕሶ እግሪ ክለብ ዝገልፅ ባንደራ እዩ፡፡ ኩዕሱ ናይ ሓድነት ናይ ፍቅሪ እዩ ብዝብል ድማ ዘመላክት እዩ፡፡

እዚ ማዕተብ ይበሃል። ማዕተብ ኣብ ክሳድካ ዝእሰር እዩ። ማዕተብ ኣመንቲ ተዋህዶ ኦርቶዶክስ ቤተክርስትያን ዝገብርዎ እዩ።

ን ትግርኛ ሙዚቂ ዓብዩ ኣስተዋፅኦ ወይ ድማ ዓብዩ ኣበርክቶ ካብ ዝገበሩ ኣርቲስት ኪሮስ ኣለማዮህ ይበሃል። ኣርቲስት ኪሮስ ኣለማዮህ ኣብ ዝሰርሖም ስራሕቱ ብጣዕሚ ተፈታውን ተሃራፍን ድማ እዩ።

እዚ ኣብ ምስሊ እንሪኦ ዘለና መሠረታዊ ልምዓት ፀሓይ ባንኪ ይበሃል። ፀሓይ ባንኪ ግልጋሎት እንረኽበሉ፣ ገንዘብ እንዓቁረ፣ ልቃሕ እንልቀሐሉ ፣ገንዘብ እነተሓላልፈሉ መሰረታዊ ልምዓት እዩ።

እዙይ እንሪኦ ዘለና ምስሊ ኣመንቲ ሃይማኖት ኽርስትና ፀሎትን ምህልላን ዝገብሩሉ በብመዓልቱ ወይ ድማ በብሰዓቱ ምህልላ ዝገብሩሉ እዩ።።

ሙዚቃ ትግርኛ ንኽዓቢ ዓብዪ ኣስተዋፅኦ እናገበሩ ካብ ዘለው ከየንቲ ተጋሩ ሓደ ፅጋቡ ተሻለ ይበሃል። ፅጋቡ ተሻለ ዝፍለጠሉ ድማ ጭራ ውኣጣ ብምጭዋት እዩ።

እዚ እንሪኦ ዘለና ምስሊ ናይ ገዛ ኣቁሑት ይባሃል፡፡ እዚ ናይ ገዛ ኣቁሑት ጣውላ ወንበር ኣጠቃሊሉ ዝሓዘ እዩ፡፡

ሕዚ ዜና እናተማሓላለፈ ዝርከብ ብትግራይ ቴሌቭዥን እዩ፡፡ ትግራይ ቴሌቭዥን ናይ ፀባ ውፅኢታት እንዳምሀረ ዝርከብ እዩ፡፡

እዚ እንሪኦ ዘለና ምስሊ ሕብረተሰብ እናተገልገሉን እናተዘናገዐሉን ዝርከብ እንዳቡናን እንዳሻሂን እንዳተባሃለ ብዝፍለጥ መዘናግዕታት እዩ።

እዚ ባህላዊ ፀብሒ እዚ ሕልበት ይባሃል፡፡ ሕልበት ሃይማኖታዊን ባህላዊን ትሕዝቶ ዘለዎ ካብ ጥንቲ ኣትሒዙ ክሳብ ሕዚ ዘሎን እዩ፡፡

እዚ ኣብዚ ምስሊ እዚ እንሪኦ ዘለና ኣልኮላዊ መስተ ራያ ቢራ ይባሃል፡፡ ራያ ቢራ ብትሕዝትኡ ኣልኮል ዝኾነ መስተ እዩ፡፡

እዚ እንሪኦ ዘለና ምስሊ መምህር ንተምሃርኡ ፍልጠት፣ ክእለትን እንዳሃቦም ዝርከብ እዩ፣ ተምሃሮ ከዓ ብኣግባቡ እናተከታተሉን እንዳኣዳመፁን ከም ዘለው ዘርኢ ምስሊ እዩ፡፡

እዚ መፅሓፍ ቋንቋ ትግርኛ ይበሃል። ቋንቋ ትግርኛ መሠረታዊ ክእለታትን ድሌታትን እተማዕብለሉ ሓደ እዩ ማለት ምንባብ ምፅሓፍ ዝተመሳሰሉ ነገራት ክተማዕብለሉ ይጠቅመካ።

ወድሰብ ሂወቱን መነባብሩኢን ዝመርሐሉ መንበሪ ገዛ ይበሃል። መንበሪ ገዛ ካብ ዝተፈላለዩ ዓይነት ስራሕቲ ክስራሕ ይክእል ንኣብነት ካብ ብሎኬት፥ ስሚንቶ ዝኣመሰሉ ክስራሕ ይክእል እዩ።

እዛ እንሪኣ ዘለና ምስሊ ናይ በረካ እንስሳ ሚዳቅ ትበሃል፣ ሚዳቅ ኣብ በረካ ካብ ዝነብሩ እንስሳት ሓንቲ እያ፡፡

እዚ ምስሊ እዚይ ነጋዶ ዝነግዱሉን ገዛእቲ ዝዕድጉሉ ዘርእየና ዝተፈላለየ ዓይነት እኽሊ ኸምዘሎ ዘርአየና ዘሎ እዩ።

እዚ ምስሊ እዙይ ንተማሃሪኣ ትምህርቲ እንዳምሀረት ተማሃሮ ከኣ ብውነን ብኣግበቡን እናተማሃሩን እናተረዱኡን ከም ዘለዉ ዘርኢ ምስሊ እዩ፡፡

ሕብረተሰብና ብባህላዊ መሳርሒ ሙዚቃ እምብልታ ብዝብሃል ሓጉሱን ደስቱኡን እንዳገለፀሉን እንዳተጫወተሉን ዝርከብ ዓይነት መሳርሒ እዩ።

እዚ እንሪኦ ዘለና ምስሊ ቤተክርስትያን ይባሃል፡፡ እዚ ቤተክርስትያን እዚ ኣመንቲ ሃይማኖት ክርስትና ዝኣትዉዎን ብመጋረጃ ዝተሸፈነ ድማ እዩ፡፡

እዚ ኣርማ እዚ ናይ ማሕበር ረዲኤት ትግራይ እዩ፡፡ ማሕበር ረዲኤት ትግራይ ካብቶም ንልቃሕ ዘመቻችዉ ትካላት ሓደ እዩ፡፡

ኣብዚ እንሪኦ ዘለና ምስሊ ክልተ ደቂኣንስትዮ ነዊሕ ጉዕዞ እናተጓዓዛ ከም ዘለዋን ደኺመን ከም ዘለዋን ዘርእየና ምስሊ እዩ።

ሐዚ ዜና እናተማሓለፈ ይርከብ። ብድምፂ ወያነ ቴሌቭዥን ዝመሓለፍ ዘሎ ዜና ምክያድ ዓለም ለኻዊ ኮንፈረንስ ዝበሃል እዪ። እዚ ዘተ ምሁራት ተጋሩ ተሰብሲቦም ዘከይድዎ ዘለው እዩ።

እዚ ኣብ ምስሊ እንሪኦ ዘለና መስቀል ይባሃል፡፡ መስቀል ኣብ ቤተክርስትያን ድማ ብበዝሒ ዝርከበሉን ዝግልገለሉን እዩ፡፡

ኣብዚ ምስሊ እዚ እንሪኦ ዘለና ደቂ ኣንስትዮ ዝክደንኦ ዓይነት ክዳውንቲ እዩ፣ እዚ ዓይነት ክዳውንቲ ዘበናውን ባህላውን ክባሃል ይክል እዩ፡፡ ዝተፈላየ ሕብሪ ዘለዎ ዝክደንኦ እዩ፡ ፡

እዚ ናይ ስራሕ ቦታ ኤዚ እንዳስራሕቲ ጣውላ ይበሃል ። ስራሕቲ ጣውላ ቡዙሓት ዓይነታት ፍርያታት ክፈሪ ዝኽእል እዩ። ንከፍ መበሊ ክኸውን ዝኽእል ንቁሑ ገዛ ዝኸውን ክስርሐሉ ዝኽእል እዩ።

ብድምፂ ወያነ ቴሌቭዥ ዝመሓላለፍ ዘሎ ዜና እስፖርት እዩ፡፡ ዜና እስፖርት ፕሪሚየር ሊግ ኢትዮጵያ ይከውን፡፡ ፕሪሚየር ሊግ ኢትዮጵያ መን ምስ መን ከም እትጋጠም ዘርኢ ምስሊ እዩ፡፡

እዚ ምስሊ እዚ ብድምፂ ወያነ ቴሌቪዥን ዝመሓላለፍ ዘሎ ዜና እዩ። እዚ ዜና ባህጊ ሰላም ህዝቢ ትግራይ ብዝብል ዜና ዝመሓላለፍ ዘሎ እዩ።

እዚ እንሪኦ ዘለና ምስሊ ርእሰ ኣድባራት ወገዳማት ኣክሱም ፅዮን ማርያም ኣበይ ቦታ ዝርከብ ከም ምኳኑ ዝሕበረሉ መታወቅያ ይባሃል፡፡

ኣብዚ ምስሊ እዚ እንሪኦ ዘለና ኣመንቲ ሃይማኖት ክርስትና ዝክተልዎን ዝስዕብዎን እዩ፡፡ ስእሊ ኣድህኖ ድማ ይባሃል፡፡ ስእሊ ኣድህኖ ብኣመንቲ ሃይማኖት ክርስትና ዝክበርን ዝሕሎን እዩ፡፡

እዚ እንሪኦ ዘለና ምስሊ ባህላዊ ኣልባሳት እሞ ድማ ባህላዊ ክዳውንቲ ዝሽየጠሉ ፍሉይ ቦታ እዩ፡፡ ገዛኢ ድማ ዝዕድገሉን ፉሉይ ቦታ እዩ፡፡

ኣብዚ እንሪኦ ዘለና ምስሊ እዚ ብዝተፈላለየ ክዳውነቲ ፋሽንን ዲዛይንን መስርሒ ዘርእየና ቤት ስፌት እዩ፡፡

አዚ ዓይነት እፅዋት እዚ ዕረ ይባሃል፡፡ ዕረ ብፍላይ ኣብ መስከረም ኣከባቢ ብጣዕሚ ዕንበባ ብምውፃእ ዝምዕርግ ፍሉይ ተክሊ እዩ፡፡

እዚ እንሪኦ ዘለና ምስሊ ፀሓይ ናብ ሰፈራ እንዳዓረበት እንዳሃለወት ዘርአየና ምስሊ እዩ። እዚ ድማ ነቲ ከባቢ ሕብሪ ቀይርዎ ይርከብ።

ኣብዚ እንሪኦ ዘለና ምስሊ ደፍተር ይባሃል፡፡ ደፍተር ንተማሃሮ ንካልኦት ሓፀርቲ ፅሑፋትን መትሐዚ ዝጠቅመና እዩ፡፡

ኣብዚ እንሪኦ ዘለና ፎቶ እዚ ዓብዩ ህንፃ መኖርያ ወይ ናይ ስራሕ ቦታ ምዃኑ ዘርእየና እዩ። ኣፍቲ ኸባቢ ድማ ናይ ስራሕ ቦታ ካልኦት ዝተፈላለዩ ከም ዘሎ ዘርእየና ዘሎ ምስሊ እዩ።

እዚ ኣብ ምስሊ እንሪኦ ዘለና መሳርሒ ፕሮጆክተር ይበሃል ።ፕሮጆክተር ንዝተፈላለዪ ስራሕቲ ኽጠቅመናን ከገልግለናን ይኽእል እዩ። ን ኣብነት ትምህርቲ ንክንማሃር ይጠቅመና እዩ።

እዚ ኣብ ምስሊ እንሪኦ ዘለና ባህላዊ ክዳን ኣብ ሕብረተሰብ ዝክደን እዩ፡፡ እዚ ባህላዊ ክዳን ብኣብዝሓ ድማ ብፍላይ ኣብ ከባቢ ራያ ዝዝውተር እዩ፡፡

እዚ ኣርማ እዚ ት.እ.ም.ት ይባሃል፡፡ ዘርዚርካ ክፃሓፍ ከሎ ከኣ ትካል እግሪ ም ትካል ትግራይ ይባሃል፡፡ እዚ ድማ ናብ ፅጉማት ማሕበረ ሰብ ዘከፋፍል ዝረከቦ እቶት ዘከፋፍል እዩ፡፡

እዞም ኣብዚ ምስሊ እንሪኦም ዘለና ዓብዩ ወላዲ ፈላሲ ይበሃሉ። እዞም ፈላሲ ካብን ናብን ጉዕዞኦም እናተጓዓዓዙ ይርከቡ።

እዚ እንሪኦ ዘለና ምስሊ ተፃወትቲ ኩዕሶ እግሪ ሓድነት ፍቅሪ ይዓቢ ብምባል ኢድ ንኢድ ተተሓሒዞም ናብ ሜዳ ኩዕሶ እግሪ ንምጭዋት እንዳኣተዉ ይርከቡ፡፡

እዚ ምስሊ እዙይ ዘርእየና ጀኖሳይድ ኣብ ትግራይ ጠጠው ይበል። ኩናት አብ ትግራይ ጠጠው ይበል እንዳ በሉ ድምፆም ዘስምዑ ተጋሩ እዮም።

አብዚ ምስሊ እዚ እንሪኦ ዘለና መልኣክቲ ፃድቃናት ይበሃሉ፡፡ እዚ ብኣመንቲ ሃይማኖት ክርስትና ይእመኑን ፀሎተ ምህሌላ ዝግበረሉ እዩ፡፡

ኣመንቲ ሃይማኖት ክርስትና ኣብ መዓልቲ ጥምቀት ነቲ ማይ ብመሰቀሎም እንዳባረክዎ ዘመላክት ምስሊ እዩ፡፡ ምህለላን ፀሎት እውን እንዳካየዱ እዮም፡፡

እዚ ዓይነት ምግቢ እዙይ ቡቅልቲ ይበሃል። ቡቅልቲ ካብ ዓተባሪሕ ዝስራሕ ኾይኑ ዓተባሪሕ ኣብ ማይ ኣሊኽካዮ ፀኒሕኻ ድሕሪ ዝተወሰነ መዓልቲ ኽተውፅኦ ኸለኻ ቡቅልቲ ይበሃል።

ኣብዚ እንሪኦ ዘለና ምስሊ ንግድን ምትዕድዳግን ይባሃል፡፡ እዚ ናይ ንግዲ ምትዕድዳግ ንኣብነት ከም ጌሶ ካልኦት ዝኣምሰሉ መሰረታዊ ነገራት ዝርከቡ እዮም፡፡

እዚ ኣብ ማእከል ዕዳጋ ዝርከብ ሓደ ፍሓም ይባሃል፡፡ ፍሓም ንዝተፈላለዩ ግልጋሎት ክጠቅመና ይክእል እዩ፡፡ ንኣብነት ንምግቢ መብሰሊ ክጠቅመና ይክእል እዩ፡፡

እዚ ኣብዚ ምስሊ እንሪኦ ዘለና ዝተፈላለዩ ዓይነት መተዋቅያታትን ወይ ድማ መፋለጥታት ተለጢፎም ኣለው። ኻብኣቶም ዝተወሰኑ ቨርቹዋል ቤቲንግ ዝብል ፅሑፍ ንረክብ ።

እዚ እንሪኦ ዘለና ዓይነታት ምግቢ ሽሮ ብእንጀራ ይባሃል፡፡ እዚ ዓይነት ምግቢ እዚ ብጣዕሚ ተፈታዊ 1ይ ደረጃ ክሕዝ ካብ ዝክእል ዓይነት ምግቢ እዩ፡፡

ፖለቲካዊ መራሕቲ ህወሓት ወይ ድማ ህዝባዊ ወያነ ሓርነት ትግራይ ኣብ ኣደራሽ ውሽጢ ዘተ ምክክር እንዳካየዱ ዘርኢ ምስል እዩ፡፡

እዚ መፅሓፍ እዚ ዛንታ ልበወለድ ኣይንፈላለ ዝብል ብኣለም ሰገድ ተስፋይ ዝተፃሓፈን ዝተደረሰን እዩ፡፡

እዚ ኣብዚ ምሶሊ ዝረአየና ከፍቲ ይበሃሊኣ ከፍቲ ማይ እና ሰተዩ ዘርኤና ምስሊ እዩ። ከፍቲ ንሂወተን ዘገድሰን መሰረታዊ ሓደ ማይ እዩ።

እዚ እንሪኦ ዘለና ፍሉይ ቦታ ዕደጋ ይባሃል፡፡ ዕዳጋ ሸያጥን ዓዳጊን ዝራከበሉ ፉሉይ ቦታ እዩ፡፡ ዝተፈላለዩ ኣቁሑት ድማ ይሽየጥን ይግዛእን፡፡

እዚ ኣብዚ ምስሊ እንሪኦ ዘለና ጥንታዊ ቤተክርስትያን እንዳ ጨርቆስ ገዳም ይባሃል፡፡ እዚ ድማ ብትግራይ ቴሌቭዥን ዝመሓላለፍ ዘሎ ዜና እዩ፡፡

ኣብዙይ እንሪኦ ዘለና ምስሊ ብበዝሒ ዝርከብ ኣብ ገጠር ከባቢ ዝርከብ እዩ፡፡ እዚ ድማ ጎጆ ይባሃል፡፡ እዚ ጎጆ ድማ ካብ ታሕቲ ብእምኒ ኣብ ላዕሊ ድማ ብሳዕሪ ዝተሰርሐ እዩ፡፡

እዚ ፍሉይ ቦታ እዚ ዕዳጋ ምባል ይካኣል፡፡ እዚ እንሪኦ ዘለና ምስሊ ሸያጢ ዝሸጠሉ ዓዳጊ ዝዕድገሉ ክዳውንቲ ድማ ይርከቦም፡፡

እዚ ማስታወቅያ እዙይ ኣብዚ ገዛ እንታይ ዓይነት ስራሕ ኸም ዝስራሕ ዘመላኽት መታወቂያ እዩ። እዙይ ድማ ዘመናዊ ሰፌት ከም ዝሰርሕ ዘርኢ ምስሊ እዩ።

ካብዚ ምስሊ እዙይ እንሪኦ ዘለና ሕጊ ኣኽበርቲ እዮም። እዞም ሕጊ ኣኽበርቲ ካብ ቁርን ካብ ወርጭን ንምክልኻል ድማ ዝጠቕሞሞ ሸርጥ ዝበሃል ካብኣቶም ኣይፈልዩን። ሽርጥ ካብ ቁርን ፀሓይን ከድሕኖም ዝኽእል እዩ።

ድጄ ኣሹ ይባሃል ካብቶም ብዘበናዊ ሙዚቃታት ንክምዕብሉን ንክስፋሕፍሑ ካብ ዝገብሩ ዘለው ሓደ እዩ ድጄ ኣሹ ይባሃል፡፡

ኣብዚ ምስሊ እዚ እንሪኦ ዘለና መሶብ ይበሃል፣ መሶብ መጀመርያ ካብ ሳዕሪ ዝስራሕ ድሓር ድማ ብላዕሊ ላዕሉ ብሃሪ ዝስራሕ እዩ፡፡

እዚ ባህላዊ መሳርሒ ሙዚቃ ከበሮ ይባሃል፡፡ ከበሮ ካብ ቆርበትን ካብ ሓፂንን ዝስራሕ ዓይነት መሳርሒ ሙዚቃ እዩ፡፡

እዚ እንሪኦ ዘለና ምስሊ መንበሪ ገዛ ይበሃል፣ እዚ መንበሪ ገዛ እዙይ እቲ ፃዕዳ እንሪኦ ዘለና ሰቀላ ይባሃል፣ እቲ ብሳዕሪ ዝተሰርሐ ድማ ጎጆ ይባሃል፡፡

ኣብዚ እንሪኦ ዘለና ምስሊ ውፅኢት ስራሕቲ ሸክላ ዝኮነ ሓደ ጀበና እዩ፣ ጀበና ድማ መፍልሒ ቡና ዝጠቅም ዓይነት መሳርሒ ውፅኢት ሸክላ እዩ፡፡

ሓደ ዓብይ ህንፃ ኣብ ከይዲ እናተሰርሓ እንዳሃለወ ዘርኢ ምስሊ እዩ፡፡ እዚ ህንፃ ኣብ ግልጋሎት ምስ ወዓለ ንዝተፈላለዩ ስራሕትታትን ንሞኖርያን ንንግዲ መተዓዳደጊ ክውዕል እውን ይክእል እዩ፡፡

ኣብዚ እንሪኦ ዘለና ምስሊ ውፅኢት ሕርሻን ዝኮነ ኣትክልትን ዝተረከበ ፍረ ዒልቦ ይባሃል፡፡ ዒልቦ ንምግብነት ዘገልግልን ንካልኦት ጥቅማ ጥቅሚ ዘለዎ ዓይነት ኣትክልቲ ድማ እዩ፡፡

ኣብዚ እንራኦ ዘለና ምስሊ ብትግራይ ቴሌቭዥን ዝመሓላለፍ ዘሎ ዜና እዩ። እዚ ዜና ድማ ሉዑል ጥንቃቀ ዝጠልብ እዋኑ ዘይሓለወ ዝናብ ከጋጥም ሰለ ዝኽእል እኹል ጥንቃቀ ክንገብር ኣለና ይብል።

እዚ እንሪኦ ዘለና መፋለጢ ወይ ድማ መታወቅያ ጉለባል ሱፐርማርኬት ዝብል ሽም ኣብ ውሽጡ እንታይ እንታይ ዓይነት ስራሕቲ እንታይ እንታይ ዓይነት ንብረታት ዝሽየጠሎም ምኳኑ ዘመላክት እዩ፡፡

ናይ ገዛ እንስሳ ኾይነን ማሕሲእ ይበሃላ ።ማሕሲእ ካብ ጤል ዝተወለዳ ኾይነን ብጣዕሚ ምስ ወድሰብ ተላሚደን ዝነብራ ብሓደ ዝነብራ እየን።

ስራሕ ዓብይ ንእሽተይ ከይበልካ ኮታስ ካብ ንእሽተይ ክሳብ ዓብይ ዘሎ ከይዲ ስራሕ እዩ፡፡ እዛ ህፃን እዚኣ ዓብዪ ንእሽተይ ከይበለት በለስ እናሸጠት እትርከብ ህፃን እያ፡፡

እዙይ መነፀር ይበሃል። መነፀር ኣብ ዓይንካ ዝግበር ኮይኑ ዝተፈላለዩ ንዓይንና ግልጋሎት ክጠቅመና ይክእል እዩ ንብነት ካብ ጨረር ንዝመፅእ ብርሃን ዓይንና ከይ ወግአና ይኸላከለልና።

እዚ ባህላዊ ገዛ እዚ ብበዝሒ ኣብ ገጠር ከባቢ ዝርከብ ኮይኑ እቲ ብላዕሊ ክፋል ዝረአ ዘሎ ሰቀላ ይባሃል፡፡ እቲ ዝረአ ዘሎ ከዓ ገበላን ህድሞን ዘጠቃለለ እዩ፡፡

እዚ ምስሊ እዚ ዘርእየና ህፃውንቲ ቆልዑ ኣብ ዕረፍቲ ሰዓቶም ብሓደ ኮይኖም ተኣኪቦም እናተጫወቱ ሓድነቶም ፍቅሮምን ኣስጢሞም ዝጓዓዙሉ ዘለው እዮም፡፡

እዚ ኣብ ምስሊ እንሪኦ ዘለና ዕዳጋ ይባሃል፡፡ ዕዳጋ ቡዙሕ ሕብረተሰብ ዝእከበሉ ዝተፈላለየ ንብረታት ዝዕደገሉን ዝግዘአሉን ቦታ እዩ፡፡

እዚ እንሪኦ ዘለና ምስሊ ሕጊ ኣክባሪ ይባሃል፡፡ እዚ ሕጊ አክባሪ እዚ ሰራዊት እናተባሃለ ከለይ ክፍለጥ ይክእል እዩ፣ ኣብ ማእገሩ ከዓ ክላሽ ወይከዓ መሳርያ ሒዙ ይርከብ፡፡

እዚ እንሪኦ ዘለና ምስሊ ብኣትክልትን ኣግራባትን ዝተሸፈነ እዩ፣ እዚ ኣትክልቲ ድማ ብሰብ ይኩን ብእንስሳ ከይብላዕን ከይርገፅን ተሓፂሩ ዘሎ እዩ።

እዚ ዓየነት መሳርሒ ሻንቦቆ ይባሃል፡፡ ሻምበቆ ካብቶም ባህላዊ መሳርሒታት ሙዚቃ ሓደ እዩ፡፡ ሻንበቆ ብኣፍካ ድማ ይንፋሕ፡፡

እዚ እንሪኦ ዘለና ህንፃ ገና ኣብ ከይዲ ህንፀት ዝርከብ እዩ፣ እዚ ህንፀት እዙይ ድሕሪ ምውድኡ ድማ ንዝተፈላለዩ ግልጋሎት ክውዕል ይክእል እዩ፣ ንኣብነት ከም መንበሪ ንስራሕ ዝኣምሰሉ ቦታ ክኮን ይክእል እዩ፡፡

እዚ ምስሊ እዙይ ንመጋየፂ እንጥቀመሉ ዓይነት ካብ ኣትክልትን ቅመማቅመምን ዝስራሕ እዩ ።እዙይ ከዓ ሽሙ ሽቶ ይበሃል። ሽቶ ንዝተፈላለዩ መጋየፅታት ኽጠቅመና ይኽእል እዩ።

እዚ እንሪኦ ዘለና መፋለጢ ወይ ደማ መታወቅያ ኣብ ዉሽጢ እቲ ግቢ ወይ ድማ ኣብ ዉሽጢ እቲ ሓፁር እንታይ ዓይነት ግልጋሎት ከምንረከብ ዘመላኽት ፎቶ እዩ። ኣብ ዉሽጢ ድማ ትምህርቲ ቤት ከም ዘሎ ዘመላክት እዩ።

አብዚ እንሪኦ ዘለና ምስሊ ሰራዊት ወይ ደማ ወታደር ምርኢታትን ፍቅርን ዝገልፅሉ ዘለዉ ምስሊ እዩ።

ምስ ወዲ ሰብ ተላሚዳ ብፅቡቅ ካብ እትነብር ናይ ገዛ እንስሳ ሓንቲ በጊዕ ትባሃል፡፡ በጊዕ ድማ ንዝተፈላለዩ ነገር ክትጠቅመና ትክእል እያ፡፡ ንኣብነት ከም ስጋ ክትጠቅመና ትክእል እያ፡፡

እዚአን ንሪአን ዘለና ተሽከርከቲ ቀይሕ መስቀል ይበሃላ ቀይሕ መስቀል ነፃ ግልጋሎት ዝሰርሕ ካብን ናብን ዝንቀሳቀሳ መካይን እየን ።

እዚ ዘርእየና ምስሊ ሕብረተሰብና ማይ ንምምላእ ተራ ሒዙ እናተፀበየ ከም ዘሎ ዘርእየና ምስሊ እዩ፡፡ ዝመልኡ ከዓ ከም ዘለዉ ዘርእየናን እዩ፡፡

እዚ እንሪኦ ዘለና ዓብይ ህንፃ ኮሌጅ ኒው ላይፍ ይባሃል፡፡ እዚ ድማ ትምህርቲ ብኣግባቡ ተማሃሮ ዝከታተልሉ መምህራን ትምህርቲ ዘምህርሉን እዩ፡፡

እዚ እንሪኦ ዘለና ምስሊ ናይ ገዛ ኣቁሑ ዓራት ይበሃል። ዓራት ካብ ዕንፀይቲ ዝስራሕ ንወድሰብ መደቀሲ ዝጠቅም እዩ።

ኣብዚ እንሪኦ ዘለና ፎቶ ማሕበራዊ ወይ ከዓ መሠረታዊ ግልጋሎት ዝረክበሉ ሕብረተሰብ እዩ። እዚ መሰረታዊ ግልጋሎት ኣብ ደጋደጊኢ እዩ ብኣትክልቲ ዝለሞዐ እዩ።

እዛ ተሽክረካሪት እዛኣ ግሊደር ትባሃል፡፡ ግሊደር ንመሰረታዊ ልምዓትን ግልገሎት ንዝውዕል ፅርግያ እናፀረገት ከምዘላ ዘመላክት ምስሊ እዩ፡፡

ንወዲበሰብ ኣዝዩ ሃናፅቲ ምግብታት ካብ ዝበሃሉ ሐደ ኣትክልትን ኣሕምልትን እዚ ምስሊ እዙይ ሓምሊ ይበሃል። ሓምሊ ንምግብነት ዘገልግለና ዓይነት ተኽሊ እዩ።

እዚ እንሪኦ ዘለና ባህላዊ ቱሪዝም ካብ ጥንቲ እዋን ኣትሒዙ ካብ እምኒ ዝተሰርሐ ዝተሃነፀ እዩ። እዙ ዓብዩ ህንፃ እዙይ ንኽትርኦን ንኽትጉብንዮን ድማ ብጣዕሚ ሰሓቢ እዩ።

ኣብዚ ምስሊ እዙይ ሓደ ሰድራቤት ብሓደ ኾይኖም ኣብ ዝተልዓልዎ ምስሊ ዘርኢ ኣብ ኢደን ሒዞንኦ ዘለዋ እተን ኣድታትና ድማ አገልጋይ እናተብሃለ ዝፍለጥ ባህላዊ ምግቢ መትሐዚ እዩ።

እዚ እንሪኦ ዘለና ኣርማ ናይ ራያ ቢራ እዩ፡፡ ራያ ቢራ ኣልኮላዊ መስተ ኣብ ምፍራይ ካብ ዝርከቡ ሓደ እዩ፡፡

ኣብ ወታሃደራዊ መሪሕነት ሉዑል ሓላፍነትን ኣመራርሓን ኾይኑ ዝመፀን ዝቅፅልን ዘሎ ፍሉጥ ሌተናል ጀነራል ምግበይ ሃይለ ይበሃል።

ምስ ወዲ ሰብ ተላሚዶም ዝነብሩን ኣርባዕተ እግሪ ዘለዎም ናይ ገዛ እንስሳ ከብቲ ይባሃሉ፡፡ ከብቲ ንዝተፈላለዩ ዓይነት ግልጋሉት ክኮኑ ይክእሉ እዮም፡፡ ንኣብነት ንማሕረስ ክንጥቀመሎም ንክእል ኢና፡፡

እዚ መሰረታዊ ግልጋሎት መሰቦ ስሚንቶ ይበሃል መሰቦ ሲሚንቶ ስሚንቶ ዘፍሪ ኮይኑ ህንፃታት ንምስራሕ ከኣ ዝጠቅመና እዩ

እዚ እንሪኦ ዘለና ምስሊ እዚ ናይ ገዛን ናይ ቢሮን ክጠቅም ዝክእል ወንበር ይባሃል፡፡ ወንበር ኣብ ዕለታዊ ናብራካ ወይ ከዓ ዕለታዊ ስራሕካ ክትሰርሕ ከለካ ምቸት ይስመዐካ ንክትሰርሕ ከኣ ይጠቅመካ፡፡

እዚ እንሪኦ ዘለና ምስሊ ቀዋሚ መስቀል ይበሃል። ቀዋሚ መስቀል ኣመንቲ እምነት ክርስትና ዝጥቀሙሉ ፀሎትን ምህሌላን ዝገብሩሉ ኹሉ ግዜ ከዓ ኣብ ቤቴክርስትያን ዝርከብ እዩ።

ድምፂ ወያነ ቴለቪዥን ትግራይ እናተማሓላለፈ ዝርከብ ዜና ኢ-ፍትሓዊ ኣተዓዳድላ ረድኤትን ሳዕቤኑን ምኳኑ ዝገልፅ ዜና እናተመሓላለፈ እዩ፡፡

እዚ እንሪኦ ዘለና ምስሊ ናይ ሻባ ኣካዳሚ ዘመላክት ኣርማ እዩ፡፡ ሻባ ኣካዳሚ ኣብ ትምህርቲ ዝነጥፍ ዓውዲ ትካል እዩ፡፡

ኣብዚ እንሪኦ ዘለና ምስሊ እንዳባርን ሬስቶራንትን ደኣማት ይባሃል፡፡ ቤት ምግብን መስተን ኮፊ ሃውስ ከሉ ነገር ዝተኣነገዳሉ ምኳኑ ዘመላክት ምስሊ እዩ፡፡

ሕዚ ዜና እናተማሓላለፈ ብድምፂ ወያነ ቴሌቭዥን ትግራይ ዝመሓላለፍ ዘሎ እዩ፡፡ እዚ ዜና ድማ ህፁፅ ፃዊዕት ተመዛበልቲ ይብል፡፡ ፅንተት ዝተበተነ ህዝቢ ዞባ ምዕራብ ደው ይበል ዝብል መልእክቲ ድማ ኣለዎ፡፡

ኮሌጅ ሳይንስን ጥዕናን ኣርኣያ ካሕሱ ይበሃል። ኮሌጅ ጥዕናን ሳይንስን ኣርኣያ ካሕሱ ብትምህርቲ ጥዕና ትምህርቲ ዝህብ እዩ።

ንሃገረ ኤርትራ ፕረዚዳንት ኮይኖም እናገልገሉ ዝርከቡ ኣቶ ኢሳያስ ኣፈወርቂ ይባሃሉ፡፡ ኢሳያስ ኣፈወርቂ ን ነዊሕ ዓመታት ሃገረ ኤርትራ ኣብ ምምራሕ ዝርከቡ ፍሉጥ ማራሒ እዮም፡፡

እዚ ኣብ ምስሊ እዙይ እንሪኦ ዘለና ዜና ይመሓላለፍ ዘሎ ዜና ዝመሓላለፍ ዘሎ ብትግራይ ቴሌቭዥን ህዝቢ መርሮቱ እናስመዐ ተፈናቀልቲ መሮሮኦም እናስመዐ እዩ።

ትምህርት ቤት ካብቶም ንወዲ ሰብ ኣዝዮም ጠቐምትን ወሰንትን ዝባሃሉ ሓደ እዩ፡፡ ትምህርት ቤት ፍልጠትካ ተማዕብለሉ፣ ባህርያትካ ትቕይረሉ ስነ ምግባርካ ተማሓይሸሉ ሓደ እዩ፡፡

እዚ እንሪኦ ዘለና ምስሊ መስቀል ይባሃል፡፡ መስቀል ኣመንቲ እምነት ክርስትና ኣብ ክሳዶም ዝኣስርዎን እምነቶም ዘማዕብልሉን እዩ፡፡

እዚ ኣብዚ ምስሊ እዙይ እንሪኦ ዘለና መሳርሒ ጉጤት ይበሃል። ጉጤት ካብ ሓፂን ዝተሰርሐ በዓል ኣፍን ዝኾነ እዩ።

ኣብ ቤሄራዊን ክልላዊን መንግስቲ ትግራይ ላዕለዋይ መሪሕነት ዝመርሑ ዝነበሩ ፍሉጥ ኣቶ ፀጋይ በርሀ እንዳተባሃሉ ዝፍለጡ ናይ ትግራይ መራሒ ዝነበሩ እዮም፡፡

መምህር ተምሃርኡ እንዳምሃረ እንተሎ ዘርኢ ምስሊ እዩ፡፡ ተማሀሮ ድማ ትምህርቶም ብኣግባቡ እንዳተከታተሉን ዘይተረደኦም ድማ ሕቶ እንዳሓተቱን ዝረዳድእሉ ዘለዉ እዩ፡፡

ሕዚ ዜና እንዳተማሓላለፈ ዝርከብ ብድምፂ ወያነ ቴለቭዥን ትግራይ እንዳተማሓላለፈ ዝርከብ ዜና እዩ፡፡ እዚ ዜና ከዓ ብዛዕባ ዋዕላ ቤት ምክሪ ከተማ መቐለ እንዳመሓላለፈን እነዳዘተየን ዘሎ እዩ፡፡

እዛ እንሪኣ ዘለና ኣብ ምስሊ ጌጣጌጥን ዝተፈላለዩ ዓይነት ዝሓዘት እያ፡፡ ንሳ ድማ ሰላስተ እግሪ ዘለዋ ተሽከርካሪትን ካብ ዝኮነ ሓደ እያ ፡፡

እዚ እንሪእኦ ዘለና ናይ ገዛ ኣቁሑት ዝተፈላለዩ ባህላውን ዘመናውን ቁሳቁሳት ዝሓዘ እዩ። ንኣብነት ኣብ ቅድሚ እዞም ሰባት ዝርከብ ቀለምሲስ ይበሃል። ኣብ ድሕሪኦም ዝርከብ ድማ ሰፍኢ ይበሃል።

እዞም ኣብ እዚ ምስሊ እንሪኦም ዘለና ህፃውንቲ ብሳዕሲዒት ሓጎሶምን ደስተኦን እንዳገለፁ ዘርእየና ምስሊ እዩ፡፡ ሳዕሲዒት ተሓጓስካ መግለፂ ድማ ትጥቀመሉ፡፡

ፍግረ መሬት ንምክልካልን ሓመድ ንምዕቃብን ንጥቀመሉ ዓይነት ሜላ ኣሰራርሓ ንጋድም ምሕራስ ይብሃል፡ ንጋድም ምሕራስ ንሕርሻ ንጥቀመሉ ዓይነት መሳርሒ እዩ፡፡

እዚ እንሪኦ ዘለና ምስሊ መራሕቲ ሃይማኖት ክርስትና ኣብ ፀሎትን ምህሌላን ፅላል ጌሮም ኣልባሳት ለቢሶም ዘርእየና ምስሊ እዩ።

ኣብ እዚ ፎቶ እዚ እንምልከቶ ዘለና ዓብይ ኣትክልቲ ወይ ድማ እፅዋት ስየ ይባሃል፡፡ ስየ ብቁመቱ ኣዝዩ ነዊሕን ንመፅለሊ ዝጠቅመና ተክሊ ድማ እዩ፡፡

እዚ መፅሓፍ እዚ ኣሽከርከርቲ ወይ ድማ ገናሕቲ መኪና ክገብርዎም ካብ ዘለዎም ነገራት ዝገልፅ መፅሓፍ እዩ እዚ መፅሓፍ እዚ ኣብ ዉሽጡ ድማ ብዙሕ ፍልጠት ዝርከበሉ እዩ።

እዚ እንሪኦ ዘለና ምስሊ እዙይ ናይ ስራሕ ቦታ ኾይኑ እዚ ናይ ስራሕ ቦታ ብሕጊ መኽበርቲ እናተሓለወ ማለት ንድሕንነት ነቲ ስራሕን ካሎኦት ነገራት ንከይስረቅን ዝሕልዉ እዮም።

ኣብ ጥንቲ ግዜ ሒዙ ዝተሰርሐ ካብ እምኒን ጭቃን ዝተሰርሐ ባህላዊ ገዛውቲ ብበዝሒ ድማ ኣብ ገጠር ዝርከብ ህድሞ ይባሃል፡፡